ደቂ ሰባት ብዙኃት ዓይነት ምቅሥቃሳት ይካይዱካ ሓደ ቦታናው ካልእ ቦታ ለጅ እዙይ ድማ ብመልከዕ ቱርዝም ካልኣይ ድማ ብስደጥ ስደት ድማ ብጣዕሚ ብዝሕዝን መልክዑ ደቂ ሰባት ብዘጋጠሞም ናይ ኢኮኖሚ ጸገም ዝገብርዎ ምቅስቃሳት።

እዚ ፅሕፈት መሳርሒ እዚ ብጣዕሚ ብዙሓት ዝተፈላለዩ ዓይነት ሕብርን ዝተፈላለየ ዓይነታት መሳርሒ ፅሕፈት ዝሓዘ ኮይኑ ብዙሓት እርሳሳት እስክርቢቶን ዝሓዘን እዩ። እዞም መሳርሕታት እዚኦም ከዓ ኣብ ትምህርቲ ዓብዪ ተራ ኣለዎም።

ደቂ ኣንስቲ ኣኅዋትና ካብዝ ጥቃም ኣሎም መጋያታትን መመላሃውታትን እዙ ሓደ ለምን እዩ ለሚን ኣብ ገጸን ብምግባር ናይ ቆርወተን ንምድስላት ዝጠቅም ዓይነት መጋያጺ እዩ።

እዞም ማሽናት እዚኦም ሥራሕትና ብቖሊል ምሥራሕትን ንምስላጥን ዝጠቕሙ ብጣዕሚ ኣድለይት ዝኾኑ ዓቤት ማሽናት እዮም ካብዚኣቶም ድማ ሓደ ዓቢዪ ጽርጊያታትን ሕንጻታትን ንምሥራሕ ዝጠቕሙ ዓቤት ማሽናት እየ።

እዚ ንደቂ ሰባት ብጣዕሚ ጠቃሚ ኮይኑ ንምዕራፍን ንምድቃስን ዝጠቅም ዓራት ይበሃል።

እዙ መነጋየፂ እዙ ካብቶም ብጣዕሚ ኽባራትን ደስ ዝብል መጋየፂ ዓይነታት መጋያጽ ኮይኑ እዙይ ድማ ብጣዕሚ ኣብ ዓለም እቲ ዝኸበረ ዓይነት መጋየፂ ኮይኑ ይርከብ።

ድቂ ሰባት ካብ ሓደ ቦታ ናብ ኻዲ ቦታ ንምግዖ ዓ ዝጥቀሙሎም ባህላውን ዘመናዊ መጕዕ ዚኅታት ኣለዉ ካብዞም ባህላዊ መጕዕዘያታት ኣድጊ ፈረስ በቕልን ኮይኖም እዞም በሕላም መጓዕ ዝኅታት ና ብዙኃት ኣቝሒት ንምግዑ ዓዝጠሙ እዪም።

እዞም ዓበይቲ ህንፀታትን ስራሕቲ ህንፃታት ወይ ካዓ ዓበይቲ ህፀታት እዝኦም ብጣዕሚ ንተተዝተፈላለዩ ጥበብን ኣሰራርሓን ተሰሪሖም ብዝሓት ዓበይቲ ህንፃታት ዝርከቡዎም ቦታ የመልክት።

ደቃ ንስቲ ኣኅዋትና ካውቶም መሣርታት ኤሌቴሮኒክስ ዕጕሮን ንምስተከኻል ንምሥራሐን ዝጥቀምኣሎም ሓደ እቲ እንዕዝወ ዘለና ጽቡቕ ዝኾነ ናይ ኤሌትሮም መሣርሒ አዩ።

ማኅበረ ሰብን ስድራን ኣብ ሓደ ቦታ ኾይኖም ስለ ሓደ በዓል ወይ ከዓ ስለ ሓደዋኒን ሓድዓይነት ክዳን ቲኽዲኖም ምስ ደቆምን ምስ በይተሰወሙምን ዘጐዓ ዘሉ ዓብዪ ቦታ ይርከብ::

እዙ ፍል ዝኾነ ዓይነት መሣርኂ ሓደ ብጥዓ ምጽቡቕን ድልድልን ዝኾነ ንኣፀዎ ንምሥራሕ ዝጠቅም ኮይኑ ኣዚዩ ድልድል ዝኾነ መዕጸብን ምሥራሕ ዝጠቅም ዓይነት መሣርሒ እዩ።

ደቂ ሰባት ካብቶም ሓብሬታታት ንምዝርጋሕ ዝጥቀሙሎም ኣይነታት መሳርኺ መጺሀትን ጋዜጣን እዮም እዞም ጋዜጣን መጺሀትን ብዙኃት ዓይነታት ኃብሬታት ንምዝርጋሕ ኣ ጐጠር ይኹናብ ከተማ ይጠቅሙ።

ኃይማኖት እስልምና ሓደ እቲ ብጣዕሚ ብፍላይ ድማ ኣብ ከተማታት ብዙሓት ተኸተልቲ ዝረከብዎ ኃይማኖት ኮይኑ እዞም ወላድ ድማ ኣብ መስኪድ ወይ ኸዓ እግሪ መስጊድ ኮይኖም ስለ ሃይማኖቶም ኣብምፅላይ ዝርከቡ እዮም።

እዞም ማሽናት እዚኦም ኣብ ዓቤቲ ፋብሪካታት ብዙኃት ምህርትታት ምምራት ዝጠቕምውን ብጥዕኒ ኣገድስቲ ዝኾንን ብጥዕኒ ኣድለይትን ዝኾንን ኮይኖም እዚኦም ድማ ብጥዕኒ ኣብ ብዙኃት ዘርከቡሉ እዩ።

ካብቶም ኣድለይቲ ዝባሃሉ ፅሕፈት መሳርሕታት ሓደ እርሳስ እዩ፡፡ እርሳስ ድማ ክንፅፈሉ ከለና እንድሕር ዝኾነ ፅሕፈት ኣጋጢሙና እንደገና ደምሲስና ካልኣይ ንፅሕፈሉ ዓይነት መሳርሒ እዩ፡፡

እዚ መሳርሒ እዚ ብጣዕሚ ንስራሕቲ ሕርሻ ይኩን ንካልእ ናይ መስኖ ስራሕቲ ዝጠቅም ኮይኑ እቲ ሓመድ ንምልስላስን ንምትሕዉዋስን ዝጠቅም ዓይነት መሳርሒ እዩ።

ዓሕ ብጣዕሚ እዩ ዘሕዝን:: ደቂ ሰባት ካብ ሓደ ወይከዓ ካብ ሃገሮም ናብ ካሊእ ሃገር ብሰንኪ ፀገም ኢኮኖሚ ካብ ሓደ ቦታ ናብ ካሊእ ቦታ እንትስደዱ ንዕዘብ:: ካብዚኣቶም ድማ ብጣዕሚ ቡዙሓት ዝኩኑ ስደተኛታት ንዕዘብ ኣለና ።

መሰረተ ልምዓት ንሓንቲ ሃገር ብጣዕሚ ኣድላይ ኾይኑ ዝርከብን ካብዞም መሰረታዊ ልምዓታት ክዓ ኣድለይቲ ንዘይኮኑ ጓሓፋትን ንምፅራግን ዝጠቅሙ ዓበይቲ ናይ መሰረተ ልምዓት መሳርሒታት ሓደ እዩ፡፡

ካብቶም መዝናነዪ ቦታታት ወይ ከዓ መዛናጋዕቲ ቦታታት ዝብሃሉ ብጣዕሚ ሳሓብትን ብዙሓት ጎብነይቲን ዝርከብሉ ሓደ ዓቢ ፓርኪ ብጣዕሚ ደስ ዝብል ኣሰራርሓ ዘለዎ ንዕዘብ ኣለና፡፡

እዚ ጫማ እዚ ብጣዕሚ ንዓይንካ ንክትሪኦ ሰሓባይን ንክትገብሮ ዘብህገካን ኮይኑ ናይ ኢትዮጵያ ባንዴራ ዘለዎ ኮይኑ ብጣዕሚ ደስበሃሊ ጫማ እዩ::

እዚ ዓይነት መስተ እዙይ ስዋ ይብሃል። እዚ ድማ ካብ እክልን ገይሾን ዝስራሕ ኮይኑ ኣብ እዋን ኣውዳኣሞትን ዓበይቲ ባዓላትን ብጣዕሚ ብኣብዛሓ ዝስተ ደስ ዝብል ጣዕሚ ዘለዎን እክሊ እዩ።

ካብቶም ልጥዖናና ጽቡዑን ኣድለይትን ዝኾኑ ኣኅምልትን ፍራምርን ሓደ ጳጳያ እዩ እዙ ጳጳያ ብጣዕሜ ንሰውን ነትናን ንኻልእት ናይ ጥዕና ቕንክታት ዝኾኑን ምክልኻል ድማ ይጠቕመኒ።

እዚ ናይ ገዛን ናይ ቢሮን ኣቕሓ እዚ ብጣዕሚ ብዙሓት ደቀቕትን ጠራሙዝን ካልኦትን ዝኾኑ ንምቕማጥን ንምሕላው ንምክልኻልን ዝጠቕመና ዓብዪ ናይ ኣቕሑ ገዛ እዩ።

እዛ ጓል አንስተይቲ እዚኣ አብ ናይ ስፖርት ምንቅስቃስ ትውልዳ ኢትዮጵያዊት ኮይና ናኦሚ ግርማ ትበሃል፡፡ አብ ናይ አሜሪካ ብልፅቲ ተፃዋቲት ተባሂላ ድማ ተመሪፃ ዝብል ሓበሬታ ይርአ ኣሎ፡፡

እቶም ንትምህርቲ ንምስላ ዘድልዩ ቐንዲ ቀረባር ሓደ እቲ ብጣዕሚ መሠረታዊ ዝኾነ መምሃሪ ክፍሊ እዩ እዙ መምሃሪ ክትሊ ድማ ምሉ እወናብርን ጸልም ሰለዳን ኣዳልዩ ይርከብ።

እዞም ሕጊ ኣክበርቲ ወይ ከዓ ፀጥታ ሓይልታት ናይ ወታድራዊ ምንቅስቃሳት ወይ መስርዕ ብጣዕሚ ዝገርም ኩነታት ምንቅስቃስ ናይ ምግባር ዝርከቡ።

አብዚ ዜና እዚ ከም ዝሕብሮ ናብ ወፃኢ ዓድታት ካብ ዝተልኣኹ ናይ እንስሳት ውፅኢት ዝኹኑ ስጋታት ብ ሓምሳይ ኣርባዕተይ ሚሊዮን ዶላር ብጣዕሚ ትርፊ ዝተረከበሎም ኮይኖም ተረኺቦም አለዉ።

ኣብዚ ናይ እምነት ቦታ ብጣዕሚ ብዙሓት ናይ ተኸተልቲ እምነት ክርስትና ዝኾኑ ስለ ናይ ሃይማኖት እምነቶምን ፆሎት ዝገብሩሉ መድረኽ ይረአ ኣሎ፡፡

ቱርስም ብጥዕሚ ሰሓብትን ኣገረንትን ዝኾኑ ናይ ቀደምን ናይ ጥንትን ዝኾኑ ቕርስታት ዝተሓዘ ኮይኑ ሰባት ካብ ሓደ ቦታ ናብ ካልእ ቦታ ብምንቅስቃስ ዝዕዘውወን ኣምሮኦም ዝሕዶሱሉን ቦታ እዩ።

ዜና ናይ ሓደእዋናዊ መግለጺ ሓብሬታ እዩ ካብዚኣቶም ድማ ኸንቲባ ኣዳንት ኣብቦ ዋና ከንቲባ ናይ ኣዲሳባኴኑ ስለናይ ኮሪደር ልመዓት ዝገልጻ እየን።

ኣብ ትግራይ ኣብ ዘዋደዉውን ደዉም ምብራቐን መጋያጽን መማላኽን ዝጥቀም ኣሎም ጥሽ ዝበሃል ኣይነት መጋያጽ እዩን እዙይ ድማ ንደቃ ንስትዎ ሙሉእ ኣካላትን ዘለስልስን ብጣዕኒ ደስ ዘብል ኣካላትን ክህልወን ይገብር፡፡

ካብቶም ብጣዕሚ ክባራትን አዝዮም ስራሕቲ ንምቅላልን ንምስላጥን ዝጠቕሙ ዓበይቲ ማሽናት እቲ ፀሊምን ቀይሕን ሕብሪ ዘለዎ ኮይኑ ብጣዕሚ ስራሕቲ ንምስላጥ ዝጠቅም ዓብዪ ማሽን እዩ።

አብ ሃገርና ዝርከባ ክልላት ኩለን ነናይ ባዕለን ዝኮነ ናይ ባንዴራ ምልክት ወይ ከዓ አርማ አለወን። እዚ ድማ ናይ ክልል ጋምቤላ አርማ ወይ ከዓ ባንዴራ እዩ።

እዋይ እዞም ሰባት ብጣዕሚ መገረምቲ ዝኮኑ እዞም ንሪኦም ዘለና ሰባት አብ ገፆምን አብ ካልኦት ሰዉነት አካላቶምን ፃዕዳ ሕብሪ ዝኮነ ተለምጢጦም ናይ ባህሊ ዓዶም ዘርእዪ ዘለዉ እዮም ።

እዞም መሳሪሒታት ኤሌክትሮኒክ እዚኦም ብጣዕሚ ደስ ዝብሉን ሙዑርጋት ኮይኖም ብፍላይ ድማ ኣብ ከተማታት ዝግበሩ ኮይኖም ናይ ኣምፑል መብራህቲ ንዕዘብ ኢና።

እዚ ቦታ እዚ ናይ ንግድን መተዓዳደግን ቦታ ኮይኑ ሓንቲ ኣደ ምስ ሓደ ወዲ ተባዕታይ ደርሆ እናሸጣን እናተላዋወጠን ይርከቡ፡፡ እንቋቁሖ ድማ ብኣብዝሓ ዝርከብዎ ቦታ ንዕዘብ ኣለና፡፡

ናይ ገዛ እንስሳት ካብ ዝበሃሉ እዚአን ንሪአን ዘለና ብጣዕሚ ደስ በሃልትን ውቁባትን ኮይነን ኣብ ሉምሉም ቦታ ወይ ከዓ ኣብ ሳዕሪ ዝበዝሖ ቦታ ዝረአያ ኮይነን ዝተፈላለየ ዓይነት ሕብሪ ዘለዎን እንስሳት እየን ።

ካብቶም እንዳ መስተን እንዳ ምግቢን ዝበሃሉ ሓደ ቤት ቡና እዩ፡፡ እዚ ቤት ቡና እዚ ቡዙሓት ጥራምረን ቡናን ቀሪቡ ንዓይንካ ደስ ዝብሉ ቀሪቡ ዝርከብ እንዳ ቡና እዩ፡፡

ቡና ኣብ ሃገርና እቲ ብጣዕሚ ተፈላጥን ብጣዕሚ ፍልይ ብዝኾነ ኣቃራርባን ደቂ ሰባት ንምዝንጋዕን ንመስተን ዝጥቀሙሉ ኮይኑ እቲ ድማ ብፍልይ ኣሰራርሓታት ዝስራሕ ቡና ኣቀላልዋ ንዕዘብ ኣለና።

እብዚ ናይ ንግድን መተዓዳደግን ዝኾነ ቦታ ብዙሓት ሰባት አሕምልትን ፍራምረን ብጣዕሚ ብአብዘሓ ዝሸጥሉን ሰባት ድማ እና ግዝኡን ዝርከብሉ ቦታ እንሪአሉ ዘለና ብጣዕሚ ሰፊሕ ዝኾነ ቦታ እዩ።

እዚ መጕዕ እኣ እዙይ ካብቶም ብዙኃት ኣይነሳት ኣቝሑት ብኣብዝኃ ኣቝሕታት ንምጽን ንጥቀሙሉ ኣይነት መጕዓእዚያ ወይ ኸዓ ነኪና ሓደ ኮይኑ ብጥዓም ብዙኃትን ዝኾኑ ኣቝሒታት ተጻይኑ ይርከብ።

ኣ ከባብታት ዳያ ወይ ከዓ ዘዋድዉ ትግራይ ዝርከቡ ናይ ብህለ ዓዶም ፊዞም ግማዮን ፍራን እንትብሉ ብጣዕሚስ ሓፍፍ ዝኾኑሉ ፊሊ ዝበለ ባህሊ ዘለዎ ካብ ኣይሃገርና ፊልይ ዝበለ ኣሠራርሐ ዘሉ።

ካብቶም መሣርሒ ጽሕፈታት ብጣዕሚ ኣግደስቲ ዝኾኑ ዝበሃሉ ናይ ሒሳብ መገበጥ ዝኾነ ናይ መራብሕን መደመርን ምመቓልን ዘጠቅም ኣይነት መሣርሕ ጽሕፈት ሓደ እዩ።

ደቂ ሰባት ካብ ሓደ ቦታ ናብ ካሊ ቦታ ዘንቀሳቐሰሉ ብዙኅ መንገዲ ኣለ እቲ ሓደ ቱርዝም እዩ ቱርዝም ድማ ደቂ ሰባት ካብ ሓደ ቦታ ናብ ካሊ ቦታ ብምኻድ ኣቕምሮኦም ዝኅደሱሉን ሃሊእ ነገር ዝምሃሩሉን እዩ ::

እዚ ዜና አዉታር ሓበሬታ ከም ዝህቦ ሓደ ናይ ኢትዮጵያዊ ፌደራላዊ ዲሞክራሲያዊ ሪፐብሊክ ትምህርትን ስልጠናን ዝህብ ኮይኑ፤ ሓደ ካብቶም ዝተመዝገቡ ናይ ግሊ ላዕለዎት ትካላት ትምህርቲ ቡዙሓት ነገራት ዘጉደሉ ምዃኖም እዮም፡፡

እዙ ካብቶም ሥራሕትና ንምነቕላል ዝጠቅም ኣይነት መሣርሕ እዩ እዙ መሣርሕ እዙይ ሓደ ኸቢድ ነገር ካብ ሓደ ቦታ ና ካሊእ ቦታ ንምንቅጽቃት ዝጠቅም እዩ ይፍላይ ድማ ኣብ ዓበቲ ሕክምናታት ዓቤይቲ ማሽናት ንምንቅጽቃት ዝጠቅም እዩ።

እዝ ኣርማ እዙይ ናይ ኢቲጴያ ፌደራሎ ዴሞክራስያዊ ሬጰብልኽ መካላኪያ ሰራዊት ኣርማ ወይ ኸዓ ምልክት ዘመላኽት ኣይነት ኣርማ እዩ።

እዚ መፋለጢ ቦታ እዚ ብጣዕሚ ዝተፈላልዩ ቐለማትን ሕብርታትን እንዳርአየ ኾይኑ ንገዛውትና ብጣዕሚ ኣድለይቲ ዝኾኑ ቀለማትን ደስ ዝብል ሕብርታትን ዘመላኽት ዓይነት ምልክታ።

ሠደስ ትብልኻ ስደራ ቤት እዞም ስድራቤት እዚኦም ብጣዕሚ ደስ ብዝብል መልክዑ ሓደ ዓይነት ክዳን ወለድይ ምስ ደቆም ተኸዲኖም ደስ ብዝብል ፍሽኽታ ይረአየ ኣለዉ።

እዞም ኣያና እዚኦም ብጥዓሚ ደስት ዝብል ኣካዳድና ተኸዲኖም ብጥዕሚ ከብቶም ፍሉጣት ዝብሃሉ ሰባት ሓደ ኮይኖም ኣብ ሃገርና ፍሉጣት ዝኾኑ ሰባት ሓደ እዮም።

ኣብዚይ ቦታ እዙይ እንርአ ዘለና ብጣዕሚ ደስ ዝሉ ኣኅምልትን ፍራምረን ዝርአየሊ ኾይኑ እቲ ዘለዎ ናይ ገጸ ምድሪ ከዓ ብጣሚ ሉምዕን ሉምልምን ኮይኑ እዩ ዝርአየና ዘሎ።

መዛሕቲ እንደቃ ንስቲ ኣኅዋትና ዝጥቀማሎም ኣይነታት መጋጺ ሓደ ኣብ ከንፈረን ዘልምጠጦኦ ወይ ኸዓ ዝቕብኦኦ ኾይኑ ቀይሕ ኅብሪ ዘለዎ ዝጥቀማሉ ኣይነት መጋጺ እዩ።

ካብቶም ንመጕዕእዚ ንጥቀመሎም ዓይነታት ተሽከርከርቲ እዚኦም ብጥዕኒ ኣድለይቲ እዮም እዚኦም ድማ ንጊዜ ንመቖጣምን ሥራሕቲምንቕላልን ብቕልጦፍ ሥራሕትና ንክሳለጥ ዝጐብሩ ኣይነታት መጕዕእ

ባህሊ መግለጺ ሓደ ምኅበረ ሰብ ከባቢ ኮይኑ እዙይ ድማ ኣብ ከባቢ ራይያን ካልእትን ብጣዕሚ ደስ ብዝብልን ሰሕብትን ብዝኾኑ ናይ ባህልይ ምንቅስቓሳት ኣለዉ።

እዞም ናይ ጸተ ኃይልታት ወይ ኸዓ ሕጊ ኣኽበርቲ ተካላት ካ ሓደ ቦታ ናብ ካልቦታ ብመኪና እናተ ጐዓዙ ጸታ ከባቢኦምን ሃገሮምን ዝኅሉ ዘለዉ ናይ ጸተ ኃይልታት እዩ።

መሬት ብታሪኽን ተፈጥሮን ዝተኸበበት ዝመልአተን ኮይና ካብቶም ኣዚኦም ደስ ባሃልትን ስሓብትን ዝኾኑ ታሪኻዊ ቦታታት እቲ ኦም ንዕዝዎም ዘለና ብጣዕሚ ደስ ዝብሉ ናይ ታሪኽን ትዕድልቲ ዘለዎም ቦታታት እዮም።

እዊ ደስ ክብለካ እዝ መጋያ ጽመጋያጺእ ብጣዕሚ ደስ በሃል እዝ መጋ ጽእ እዙይ ዓዓበቲ በዕላትን ወይ ከዓ ልኾነ ናይ ክብሪ ኣብ ደኣመታት ዝኾኑ ዝግበር ዓይነት መጋያጺእዩ።

ኣብዚ ዓብዪ ናይ ሽቐጥ ኣሽብጥ ቦታ እዙይ ብጥዕሚ ብዙኃት ዝኾኑ ሳምናታት ካልኦት ናይ ሻንቦታትን ዝርከብዎ ኾይኖም እዞም ኣቝሒት እዚኦም ከዓ ደቂ ሰባት ንጽርቶም ሎምሕላዊ ዝጥቕቡ ኣቕሑት እዮም።

ካብቶም ኣዝኦም ብጥዕሚ ተፈለቲ ዝኾኑ ማኅበራዊ ምድያታ ትሓደ ነት ፍሌክስ ዝበሃል ዓብዪ ማሕበራዊ ሚድኣ እዩ ኔት ፍልክስ ዝበሃል ዓብዪ ማኅበራዊ ሚድያ ብዙኃት ነገራትን እዋናው ዛዓተን ዘቕርብ ሚድያ እዩ::

እዙ ጸጕሪ እዙይ የቃንስ ኣኅዋትና ኣብ ኡዋን ኣብ ደኣመትን ዓተይቲ በዕላትን ዝገብርኦም ኮይነን ንዙ ንቶ ኽገብራ ኸለዋ ኸዓ ብጣዕሚ ደስ ፍሃልትን ደስ ዝብል መዓልትን ከምዝኅልፋ ይስምዐን።

እዘን ደቃኣን ስት ኣኅዋትና ኣብ ሓደ ናይ መጋያፅን መኣለናዕን ቦታ ኾይናን ናይ ነፍሰንን ካልእት ኣካላትንን መመላኽዕ ጌይረን ንርየን ኣለና።

እዞም ኣኅምልትን ፍራምረ እዚኦም ንኽትበልዖም ብጣዕሚ ደስ ዝብልን ብጣዕሚ ጥዑማትን ዝኾኑ ኮይኖም ጠናናን ንሰዉነትናን ኣገድስቲ ዝኾኑ ኣይነታ ተኽልታት ወይኽዓፍራምረ እዮም ካብኣቶም ደማ መዉዝ ኣራንሽ ይርከብዎ።

መዛኃት ያንደቃኣንስቲ ዓኅባትና ዝጥቃምኣሎም ብጣዕሚ ናይ እዝንን ናይ ክሳድን ዝኾኑ መጋዝ ጽታት ካብ ብሪ ወርቂ ዝተሠርኁ ኮይኖም ካብኣቶም ዶማ እቶም ብጣዕሚ ሰሓብትን ክባራትን ዝብሃሉ መጋየፅታት እዮም።

ደቂ ሰባት ናብርኦም ንምምሕያሽ ካብ ዝገብርዎም ናይ ኣሕምልትን ፍራምረን ምሻጥን ምልዋጥን እዙይ ድማ ከም እኒ ኣራንሺ፣ ለሚን፣ ቃርያ ወይ ከዓ ካልኦት ኣሕምልትን ብምሻጥን ብምልዋጥን እቶቶም የኻዕብቱ፡፡